ኣብዚ ቀረባ እዋን ነቲ ውሕስ ማእኸል መልእኽቲ ናይቲ ኣብ ተጠይመ ብዛዕባ ኣሕጕራዊ ምተሕሊላፍ ገመድ ዝተሓላለከ ሕቶ ሓቲተ ኣብ ውሽጢ ውሕድ ሰዓታት ድማ ካብ ወኪል ኣገልግሎት ዓማዊከል ዝርዝር መልሲ ረክበ።

እቲ መራሒ መኪና ኣብ ውሽጢ ሓድ ዓሠርተ ኽልተ ኣዋርሕ ክልተ ናይ ፍጥነ ትኪይ ድኅሪ ምቕባሉ ልዑ ል ኃደጋ ዘለዎ መራሒ መኪና ተብሂሉ ድኅሪ መቕባሉ ዋጋ መድኅሪ መኪና ብዓብኡ ወሲኹ

ነቱይ መራኽ ብሓደ ጠውቂ ዝኽፈል ናይ ክፍሊ ተይጓርን ዝመልቲ ዓማሉብኢንተራትድ ናይ ክፍፍ መረጋበጽ የሕቅብ እዙ ድማ ንመጸን ምሕዳት ሳውፁን ብሓዊኡ እሕቅምሶ መሥርሕ ተደጋጋም ዕድጌት የቀልሎ።

እቶም ኣብሪሊስቲ ዝማሉኡ መልእቲ ደቂ ኣምሮ ኸም ዝኸዉኑ ንክትገብር ዓብ ልሕሊእቲ ንብረስ ዘለቃ ርኢቶ ኸምኡውን ዓብልሕሊእቲ ኣብዝመጽ ኽፍሊ ዘሎነይ ነብረስ መምረጺ ብዘመልከት ሓበረታ ኽትረክብ ትኽእል ኢኻ

ብመንገዲ ኣፕሊኬሽን ፕሮግራሚንግ ኢንተርፌስ ኣቢሉ እዚ ናይ ክፍሊት መድረኽ ብቐጥታ ኣብ ካልኦት ኣፕሊኬሽናት ከምብራይድ፣ ሻሪንግ ወይ ኣገልግሎት ምብጻሕ ምግቢ ተሳኺዑ ኣብ ውሽጢ ኣብ ዝርከቡ ፍሕፍሕ ዘይብሉ ናይ ክፍሊት ተመክሮ ኽፈጥር የኸእሎ።

ሓደ ተጠቃኒ ንነሲ ወከፍ ፍልቃዊ ተራንሳክስን ዝመልጹ ኣገልግሎት ክፍል ብመምራጽ ካም ባንክ ሕሳብ ክቤዲት ቃድ ደብት ካርድ ፃመሴሉ ብዙኃት ምንጭታት መወላ ብኅወስ መንቀዲ ምስ ቢዱታላዊ በሱ ኽራኸቡ የኽል።

ወርቃዊ ኅሩጭ ብጥንቃቓ ኽምዛን ክምቃል እንከሎ ኣብ ቖፀር ናይቲ ዱ ንኳን ጸባ ዘሎ ዲቱታላዊ ሚዛን ብትኸክል ቁጽሪ ያንጸባረቕ እዙ ድማ ንግደይ ኣረጊት ዓለም ምስ ተኽክለኛ ሓድሽ ዓለም ዝሓወሰተራንሳክስን እዩ።

እቲ መድራኽ ዝኾኑ ይኹን ናይ ዕደጌት ሕቶ ቕድሚ ምተተጻድቕ ምቕራቡ ካብቲ ሓደ ኽፍልስ ተመደበ ርብዒ ዓመት ወፃይ ገደም ተሓለፈ ብኣውቶማቲክ ሠንደቕ ዓላማ ብምጓር ጽኑሕ ቊ ፁ ጸርባጐት የተግብር።

እቲ እናዓበየ ዝኸይድ ዘሎ ምቕባል ኤሊ ተሽከርከርቲ ንምስትእንጋድ ኣገልግሎት ኤሌክትሪክ ኣብ ኮም ናውቲ መዕረፊ መካይን ጋራጃት ኣብ ወሰንቲ ቦታታት ኣብ ዓበይቲ ፅርግያታት ኣማሊኡ ህዝበዊ ውሽጣዋ ጣብያታት ይተክል ኣሎ፡፡

እቲ ዲጅታላዊ ናይ ክፍሊት መድራኽ ብነፍሲ ወከፍ ተራንሳክሽን ሱሱ ዓበሬታ ኸድፉሉ ብዘይተሓሰበ መንገዲ ዝተዳለየ መለለይ ይትኳ እዙይ ድማ ንኣንፃር ምፍራስዳታ ድኅንነት ብዓዊዩ የዕብያ::

ኣብ ኣብሮጳ ዝርቃብ ዓለማዊ ትካልና ብዘይገለ ጸጋም ቀንቲ ይዋና ቤት ጸሕፈስና ዝጥቀመሉ ናይ እድጌት መድረኽ ይጥቀን ግን ከዓ ብናይ ውሽጢ ሕያዲ ባጢራ ሕግታት ግብሪ ኸምኡውን ንዞዋ ዝምልከት ካታሎግ ኣቕረብቲ።

ውፍያት ሰራሕኛታት ፅገና ዝሓቖፎ ጕጅለ ነቲ ሰፊሕ ንጣብ ብጥንቃቐ ኣፅርያቶን ነቲ ለምለምን ኣርቲፊሻል ተኽልታት ሓመድ ብምእታ ነቲ ሱሪ ዕድመ ዝዕድሞ ሃዋህው ናይቲ ልሙዕ ንመዕቃብ...

ኣብቲ ጥሙር ዕዳጋ ቐንጭ ዝነበረ ኣይር ካብቲ ኣብ ጐዱናታት ዝነበረ ፍሳሃ ዝመልኦ ግቢ ኽሳብ እቲ ፍሉይ ረሳሕን ጨና ናይ ኣረጊት መጽሓፍቲ ዝኣረገ ቖርበትን ብዝተፈላለይ ምትውዋስ ጨናታት መሊኡ ነበረ፡፡

እቲ መድረህ ኽፉት ባንክ ጵሮተኮላት ዝደግፍ ኮይኑ ተጠቀምቲ ካብ ውሽጢ እቲ ኣቃጥታዊ ክፌሊት ባንክ እናብ ባንክ ጅመሩ ሰኽሎም ኮይኑ መንጎኛ መርከብ ካድ ምጥቃም ከየድሉ ዮም።

ኣብቲ ትሕቲ መሬትና ንምፅራይ ካብቲ ዘየድሊ ምእካብ ንብረትን ኣረጊት ኤሌክትሮንክስን ገለ ተወሳኺ ገንዘብ ክንረክብ ተስፋ ንገብርን ኣብ ናይ ሰሙን መወዳእታ ዕደጋ ፍሊ ድንኳን ክንረክብ ወሲና።

ኮሙሽን ሕዝባዊ ዩጢሊቲ ካብ ከልቲኡሙዝሠኽወ ፃይታት ዝጠቓሰ ግባንያ ዩቲሊቲ ብዛዕባ ቐሃሚ እቶት ስምልከቶም ዘይካታብ መሰከርማያት ብምስፋዕ ንፀቓረበዝሠኽ ዋጋን ምገምጋም ሰማዐ ኣካይዱ።

ነቲ ከባቢ ንምሕድታት ብቐጥታ ካብቲ ሆቴል ብሽክሌታ ተኻረዩ፡፡ ሓደ ካብቲ ዝመኽርዎ ፅባቐ ዘለዎ መስመራት ብኣብ ቀረባ ዝርከቡ መናፈሻታት መንገድታት ክትኽተል ተኸአል ኢኻ፡፡

ኣብቲ ሆቴል ዝርከቡ ፉሉይ ናይ ህፃናት ክለብ ምስ ደቅኩም ዘዘናግዑ ድሕሪ ቀትሪ ክተሕልፉ ትክእሉ ኢኩም እዚ ክለብ እዚ ክፍቲ ዝግበረሉ ፀዋዕታታ ኢደ ጥበብን መዘናግዒ ንጥፈታትን የቅርብ።

ኽኸእቲ ኣውቶማቲ ሠለስተ ኣንፈስ ምትእስሳ ሠዓት ኣዛባት ዕድጊ ትፋክቱር ኣቕረብቲ ቅብሊት መብጻሕን ብቕጽበት የተዓርቕ እዙ ድማነቲ ናይ ሕሳብ ክፍሊት ጕጅለ ብኢድ ዝገብሮ ጽዕነት ሥራሕ ብሂሊ መልክዑ ይንክእዮም።

ኣብ እዋን ጐዕዞ ልምዲ ብቓዓትኻ ንምሕላው ኣብቲ ሆትል እንትርከብ ዕስራን ኣርባዕተን ሰዓታት እትስርሕ ማእኸል ምውዝዋዝ ኣካላት ክትበጽሕ ትኽእል ኢኸ። እዙ ማእከል እዙይ ብዘመናዊ ካርድዮን ማሽራት ነፃ ሚዛን ዝተዓጠቓ እዩ።

እቲ ውሑድ ሰነድ ምፅናዕ ባህሪ ከም ርእሰ ማል ተሽከርከርቲ ስምምዕነት ከራይ ኣፓርታማይን ዝኣመሰሉ ኣገደስቲ ፋይላት ንምክዛን ሙችው ዲጅታላዊ ቦርሳ ይህብ፡፡

ድኅሪ ናይም ኣዋርሕ ስነስ ዓጥሕ ቋራንወዳተኒቲ ናይ ስልማጠት ባዶ ብምጋር ከብቲ ትርፊለዉጥን ኣሓሊፉ ሠርኁቶ ጐናዊ ሠራሕጥፈት ዘብሃለለቶ መስተንከ ድምርድረ ገንዘ ቖጸራዶ::

ኣብ ሓደ ዓቢ ናይ ዖንላይ መሸጣ ፍፃመ እቲ ናይ ክፌሊት መድኽ ዝዓቢ ትሕተ ቐልጺ ብዘይ ዝኾነ ይሆን ነይኣገልግሎት ንስብ ሰብ ወይ ምቊራጽ ጊዜ ንሓደ ዓ ቢብሓንሳ ዝወሰኸ መጠን ተራንሳክሽን ብዘይገለ ጸጋ ኣታሓኂዛ።

ኣብ እዋን በዓል እቲ መኣኸል ዕዳጋ ናብ ከረምታዊ መስተንከር ዓዲ ይቕየር ኣብ ውሽጢ ገዛ ዘርከብ መጸዋዐቲ በረድ ብዓቐን ሰብዝዓቆኑ ገዛ ጅንጅብልን መዓልታዊ ምምጽሕ ካብ ሳንታ ክላዉስን ዝተመልአ እዩ።

እቲ መዳኽ እጽበታዊ ሥግረዶም ሓዋላታት ዘሞሻቱ ኮይኑ ሓደ ወፃእተኛ ሠራሕተኛ ከብቲ በህላዊ ኣገልግሎት ሹቦ ዝጠልቦ ወፃኢታት ጊዜ ብክፋል ገንዘብ ናብ ሱዱ ነብ ወፃኢ ሃገራት ገንዘብ ክመልስ የኽእሎ።

ቅድሚ ዕድጊት ምዝዛምና ምሉእ ታሪኽ ኣገልግሎት ናይታ ተሽከርካሪት ፁሩይ ፀብፀብ ካርፎክስን ክነርኢ ፀኒሕና፡፡ ዓብዬ ሓደጋ ኣጋጥሙ ኸምዘይትፈለጥ ንምርግጋፅ፣

ዓብይ ዕድጊት ክገብር ኣብ ዝሓሰብዂሉ እዋን ብተደጋጋሚ ነቲ ኣብ ልቓሕ ካልኩልተር ተጠቒመ ብዝተፈላለየ ወለድ መውሓጢ ጊዜ ክኸፍል ዝኽእል ወርሓዊ ኽፍሊት እንታይ ክኸዉን ከም ዝኽእል እውስን፡፡

ማኣኸላይ ኣዳጋ ናይት ሞል ምሰመንን መወዳኣታት ዝጸን ሕናይ ገብረ ሠናይ ምትአኻብ ገንዘ ተኣናጊዱ ቐጥታዊ ናይ ውሽጢ ዓዲ ባንድታት ድምፂ ኣልቦ ሓራጅ ወለንተኛታትን ሓደ ዞባዊ ባንክ መግሪ ኦፈያቶት ስእክብ ተሳቲፉ::

ኣብ ዝኣረገ ቆርበት መጠርናፊ ዝተቓመጥኣ ፋይናንሳዊ መጽጋ ናይቱ ድንኳ ን ጸዋ ዛንታ መዓልታዊ ንግዲ ንእሽተን ረብሓ ርቆን ዘተማመን ነግዲ ኣገደስቲን ጥዕያትን ኣቕሑትን ይነግር።

ናይቲ መድኽ ናይ ምዝጋባ ምሕዳራ ባሕሪን ዓማዊ ኢል ብኣውቶማቲ ብተደቃቃሚ መደብ ሕሳብ ይኸፍል እዙ ድማን ሎሰፍት ወይር ከም ኣገልግዎት ክዋንያታት ኣገልግሎ ስትርምንግን ኣባላት ተካራት ኣገዳሲ እዩ።

እቱ መድራኽ ምስቲ ዘሎና ሥርዕ ተንሚ ኸፍቲ ትካል ብዘይከለ ጸቀም ብምበህሃድ ኲሎም ምዝ ተዓደጕሑታት ብኣውቶማቲኽ ናይ ዘድሪቓ ቕሖውታት ከም ዛይቐበሉን ፋይናንሳዊ መዛ ግብቲ ብቐጻት ከምዘይ መሓየሹን የረጋግጥ።

ናይቲ ማእኸል ዕዳጋ ምሕደራ ኩባንያ ዓማዊል ንዝገዝእዎ ዕድጊት ጥራይ እንተይኮነስ ኣብ ሞል ንዝእንገድ ፍፃመታት፣ ዓውደ መፅናዕትታት ብምስታፍ ዝሽለም ሓዱሽ መደብ ተኣማንነት ማሕበረሰብ ኣበጊሱ፡፡

እቲ መስተገበራዊ ግራፍ ወፃኢታት ገንዘበይ ኣብ ዝሓለፈ ወርሕን ርብዒ ዓመትን ናበይ ከም ዝከደ ብልክዕ ዘርኢ ህያዊ ብሕብራዊ ኮድ ዘለዎ ፓይቸርት ይህብ።

ሓሙሽተ ንሓደ ኣክስዮን ምፍንጫል ምስ ተገለፀ ነፍሲ ወከፍ ዝነበረ ኣክስዩን ኣብ ሓሙሽተ ሓደሽቲ ተኸፊሉ ዋጋ አቲ ኣክስዩን ንዝሰፍሐ መሰረት ናይ ችርቻሮ ኣወፈርቲ ዝያዳ ተበላፂ ገይሩዎ፡፡

ሓደ ምቑሕ ዓይኒ ዘሎ ኣካባቢ ኣብ ዉሽጢ ሓልዮት ዝመልኦ ካርቶን ሳንድምም መፅሄታትን ተሓቢኡ ብርቂ ዝኾነ ቀደማይ ሕትመት ከምኡ መጽሓፍ ምስ ረኸብዎ ሃንደበት ሽናን ኣጋጦም፡፡

እቲ ኣብ ፍሪጅ ዝርከብ መሸጡሠንዶ ኦናይቲ ዘመናዊ ድ እንኳን ጸባ ልስሉስ ጐይኑ ይበርህ ካብ ሹሙሽኽቲ ሰራዊር ዘሎ ሽበር ሥካብ መንኰራ ዂርቲ ብጫርቂ ዝተኣሠረሻርድ ምስርሕ ስነ ጥበበዊ የብርህ።

እምነ ዂርናሕናይቲመኅበረ ሰብ እቶም ነቲ ድንኳን ጸባ ዘካሂዱ ኣረጋውያን መፃንቲ ነተወሳ ኺረጕድ ክሬም ይኹን ብፍለይ ርሱን ሰማያዊ በርበረ ወትሩ ምርጫ ናይ ሃደሱር ሰብ ይዝክሩ።

እቲ ውልቀ ሰብ ኣብ ነፍሲ ወከፍ ወርሒ ብቐፃሊ ኣብ ትሑት ወፃኢ ዘሎ ኢንዴክስ ፋንድ ውሰን መጠን ገንዘብ ብምውፋር ብማኣኸላይ ገምገምቲ ወፃእታት ዶላር ዝፍለጥ ናይ ነዊሕ ጊዜ ስተራተጅጂክ ተለማሚዱ፡፡

እቲ ዝተሃሃደ ጨንፈር ኢቲም ሊኩተር መይስልከይ ጊጲ ዝተጠይማ ኣብ ቀረባ ዘርካብ ናይዋንኪ መሠለጠያት ይረክብሃላዉን ነቲ ውዘየት ብመፍታሕ ነቶም ፍሉ ኣገልግሎት ዘለዎም ጽራይ ከርኢ ይኽእ ካምድራብ ትሩንሊን።

እቲ ኣእንጋዲ ቤት ምግብ ኣብ ፁብቅኡ ሰንበት ምሸት ስቢታት ብ ውህሉል ኣገባ ብ ምኅዳር ኣብ ኣዳራሽ ምስ ጸንሖ ኣጋይሽ ብነፃ ብርጭቆ ብምሃብ ንዊሕ ዝርዝር መጸ በይ ብጸጋ ተካሕሱ።

እቲ ሻያጢ ኻብቲ ኣብ ድኅሪት ድንኳን ጠባ ዘርከ ብል ዘበለ ናኣይናሓስ እትሮ ናምናዊሕይን ዝዘርጋሕን ሞዛላ ይስእል ፍፁም ፍረሽነቱ ድማ ብቲያትራዊ ስሕበት የር።

ኣብ ገዛካ ምስ ኣዕርትካን ቤተሰብካን ክትራከብ ወይ ድማ ነቲ ኣብ ምምላእ እቲ ንብረት ዝርከብ ናይቲ ሆቴል ብነፃ ፍጥነት ዘለዎ ዋይ ፋይ ተጠቂምካ ስራኅካ ክትሕግዝ ትክእል ኢካ።

እቲ መድረኽ ሉሕ ልዋጋ ዘለዎ ኽፍልት ንምፍኣድ ከም ዓሠር ኣፃውዐቲ ወይ ገጽ ምልላይ ዝኣምሰሎ ባይኒትሪ መረገጋ ጽጥቀ እዙ ድማን ወልቃዊ ተጥቃሚ ፉሉዩ ዝሆነ ውሳኒ ንጣዊሕስልነት ይውስኽ ።

ንሆኾም ኣብቲ ቐንዲ ነመጋቢ ክፍ ናይቲ ሁቴል ብዝቐርቡ ጥሑምን ተፊሐን ናይ ቊርሴ ቤየት ቦፌ ኽትጅምሩ ተሎ ኢኹም እዙ ድማ ኽልቲኣሕጐራውን ውሑያትን ናይቲ ከባዊ ኣማራፅ ንቕታትን ተሓዛዩ።

እቶም ንመጀመርታ ጊዜ ገዛ ዝገዝኡ ሰባት ኣብሰሙም ዕ ረፍቲዖም ብትግሃት ኣብ ክፉት ገዛ ንምስስታፍ ዝተፈላለይ ከባቢቶት ብምንጽ ነባብርኦም ባጀት ፍፁዝ መዕማዕ ማኅበረ ሰብ ንምርካብ ይኅልፍዎ ነበሩ።

ቡርድ ዳይሬክተራት ናይ በልጽ ግናት ዝመልኦ ብዙኅ ኣገራት ዝሓቐወፈ ኩባንያ ንኣክስንያቱ ናፍሲወከ ዝውኑንኣስዮን ቐጥታዊ ክፍሊት ብምሃብ ዓብ ርብዐ ዓኅመት ብጥራህ ገንዘብ መኽፍፋሉ ኣዊዙ።

እቲ ናይ ዕድጊት ሓላፊ ነቲ ናይ መድረኽ ማይዕቡል ትንታን ዳይ ስፖርት ተጠቂሙን መዐቀኒ ኣፈፃፅማ ኣክረብቲ ከም ኣብ ጊዜኡ በራቡን ፅሪት ምኽባርን ነጥብታት ኣብ ሓቀኛ ጊዜ የከታትል።

ተጠቀምቲ ምሉዑ ደት ሕይወት ማይ ሓደ ዝተኃላላኽ ኣገልግሎት ዕድጊት ከም ምጕፅጻር ቲ ካልዕዳጋት ብመንገዲ እቲ መድራኽ ብፍል ጵሮፊክ ተምርኮሰ ወሕዚ ሥራ ሕቕጥዓታት ከበግስዎን ክከታተልዎን ይኽእሉ።

ቅድሚ ዘመን ጊዜ ተለዊጡ ሰባት ኣብ ሰሙም ኃለፍቲ ወፃይቶም ንምሽፋን ዓርቢ ድሕሪ ቃትሊ ብኣከልጥ ረገን ዘምዉፃ ኣብ ተናዊሕ መስልዕ ብሱዑ ይፅበዩም ነይሮም።

እቲ ቴክንካዊ ተንታኒ ኣብ ቻርት ዋጋ ዝፈጠር ክላሲካል ርእሲ ኣፍራክን ዝብል ቅዲ ኣለልዩ እዚ ድማ ንናይ ቀረብ ወፃኢ ናይቲ ኣክስዮን ሓያል ናይ ምውርራድ ምልክት እዩ ኢሉ ተርጉምዎ።

ሓደ ኣቅራቢ ኣብ ውሽጢ ውፍያት ፓርታሉ ኣብቲ ናይ ዕድጊት መድረኽ ናይገዛእ ርእሱ ናይ ኩፓንያ ፕሮፋይል ዘኢ ፍርያት ከምውን ናይ መምራሕ ጊዜ ብምፅፈት ከሕድስ ይቐእል ሓበሬታ ዂሉ ጊዜ እዋናዊ ምዃኖ የረጋግፅ።

ናይቲ ኣብ ኣሠር ኣፃብዕትን ገፅን ምልላይ መእተዊ ብቐጻሊ ነዊሐ ፓስወርድ መጽሓፍ ከይተጸገምኩ ፋይናንሳዊ ዳታ ንምርካብ ንምእማን ዘጸግም ቕልጡፍ ውሑስ ሜላ ይህብ፡፡

ምስቲ ሸያጢ ነዊሕ ምሕዘናታዊ ድርድር ምስ ገበርኩ ካብቲ መበገሲ ዋግኡ ብኽፋል ብኢድ ዝተሰፈየ ፅቡቕ ብኢድ ዝተሰፈየ ፋርሳዊ ምንፃፍ ክረክብ ኺኢለ፡፡

ዋላ እኳ ዲጅታላዊ ክፍሊት እንተኾነ ንኣናእሽተይ መዓልቲታት ድልየታት ከም ቡን፣ ምግቢ፣ መኪና፣ ምሳሕ፣ ተወሰነ መጠን ገንዘብ ኣብ ኢደይ ክሕልዝ ኲሉ ጊዜ ይፅገም፡፡

።እቲ ኣብ ኩናዕ ዘርከብ ድንኳን ጸዋ ዘርከብ ሸያጢ ብስተለማመደ ኢድ ካብ ሓደ ዓብድ ድስቲ ሽኽላል ልግሲ ዝመልኦ ክሬም ዘለዎ ጠዕሚ ዘለዎን ጣፍ ናብቲ ዓሚል ባሕሉ ዘሠርሖ ሲራሚ ክሰእኒ የውፅእ

ንምንኣንሰይ ፋይናንሳዊ ኃላፍነት ንምምሃር ነቲ ኣብ ተጠቐመ ቊፁጽር ዘገበረሉ ኖኡ ስሕሳ ከፊተ ኣብዙኾነእወን ከተራኽሎ ዘኽእልፉል ገደ ወፃይታት ኣቐሚጠ::

ምስ ሕዝዋዊ ኣገግሎት ዓኃሊ ኢልክትና ኣብ ናይ ባጀት ሕሳብ መደብ ተመስጊና እዙይ ድማ ዓመታዊ ዓጠቓቐማ ብምኣኸልኣይ ገምገኑ ናብ መዓረ ወርኃዊ ክፍሊት ይገብሮ እዝ ድማ ኣብቲ ዘለዓለ ደረጃ ዘሎ ናይ ሓጋይ ክረንቲ ኣዋርሕ ኣብ ሕሳብ ናዉቕታዊ ወስኽ ከሂሉ እዩ።

እቲ ኣገልጋይ ናይቲ ድንኳን ካብቲ ናብ ገዝኦም ዝገበርዎ ጉዕዞ ንከድሕኑ ንመረገጋፅ ንሓደ ስዉር መትሓዚ ዝተረግረገ ክሬም ደርዘን ዝኾነ ቡናዊ እንቋቆሖታት ካብ ፅኑዕ ካርቶን ብጥንቃቄ ዓሽግዎ።

ሻያጢና ንዂሉ ማዕቡል ተክንሎጅካዊ ብህርያስ ናይታ መንኪና ካም ትእስሳ ሰማርትፎናት ክሳብ ጵሮግራም ንጐር ነቲ በዓይነት ማዕዋዕ ኣንቢን መብራቲ ዳርጋን ሓንደ ሰዓት ኣኅሊፉ

እቲ ወናኒ ንእሽተን ትካል ካብ መጽገብስታል ከገንዘን መኡዋጥ መዓልታው ናብ ባንክ ብምኻል ብዉሑስ መንገዲ ኸምስ ተሓሰበን ኣብቲ ቐጽርን ሓደልቲ ኸምዘገድፍን የረጋግፅ።

ኣብ መስኮት ምርኢት ናተይ ምቾት ዘለዎ ድንኳናት ምልክት ንግዲ ብጥንቃቐ ዝተዳለወ ስነ ጥበባዊ ስርሓት ኮይኖም ኣብ ልዕሊ ውሑዳት ውቕባት ድሕሪ ባይታ ብድራማታት ዝተሰርሑ ዝሓዛ እዩ።

እቲ ሸያጢ ዓማዊት ናብ ዱንኳኑ ንምስሓብ ነቲ ዝእክቦ ዝነበረ ጥንታዊ ጥርሙስ ብርጭ ቖን ገጠራዊ መሳርሕታት ሕርሻ ኣብ ልዕሊ ሓደ ብኩነታት ኣየር ዝተባላሽወ ቁምጣ ስረ ብምእካብ ኣሳናደዎ።

ቅድሚ እቲ መደብ ዝተገበርኩ መጥባሕቲ ቅድሚ ሕሳብ ናይቲ ሆስፒታል ነቲ ዝተሓላለኸ ሕክምና ኣጋባብ ቅድሚ ፍቓድ ምርካብ ሽፋን መድሕን ጥዕና ናይቲ ሕመም ብጥንቃቀ ኣረጋጊፁ።

ኣብቲ ሡሉ ዘመናዉን ቤት ምግቢ ሁቴል ኣብ ልዕሊዩ ናይ ቊርሴ ናይ ንግቲ ኣኸባ ተካይዱ ኣገድ ስቲ ሰነዳት ኣብ ጐኒ ጻሕሊ እንቋጕሆ ሓድሽ ተጨፍሊቁ ፁማቕ ኣራንሺ ተፆሚቁ ተዘርጕ ሖምኑ

እቲ ወናኒ እንዳዕቡና ቡሉቁ ናብ ሓደ ኣብቲ ከባቢ ዝርከብ እንዳ ጥብሲ ብምቓት ሓድሽ ሓደ መንበቖት ዘለዎ ኢቴጵያዊ ፍጅል ብመምራጽ ነቲ ድንኳ ንኣዝዮም ኣስተውዕልቲ ኣፍቃት ድቡና ዘርቦ ምቕራብ ምስፋሕ ሕንጡ እዩ

ኣብቲ ሆቴል ስስ በፃሕኹም መስርሕ መእታውን ምዝዛም ናብ ቅድሚ ጣውላ ኽትኸዱ ትኽእሉ ኢኹም፣ ኣብኡ ድማ መፍትሕ ክፍልኹም ብዛዕባሙችነ ናይቲ ሆቴል ሓበሬታ ኽትረኽቡ ኢኹም፡፡

ነታ ፈይናሳዊት ኣ ማኻሪት ዓማዊ ኢላ እንተዉሓደ ካብ ሰልስተክሳብምተወርኂ ተጸንሕ ወፃኢታ መንበሮም እምሽፋን ወዂልጥረ ገንዘብ ዝኃዘ ናይ ሂልሱስ ወንፋንድ ኽድምስርት ኣትኪረ ሞኪረ

ነቶም ዓደግቲ ኮኑ ዝሕሉ ሰባት ቀዳም ድኅሪ ቀትሪ ኣብቲ ብፀሐይ ዝበረህ ሎት ኮሎን እናበሉ ካብ ምስኮ ዝተፈላለዩ ሴደግሃትን ኤስዩፊን ናጠሞቱ ደረጃ ምውሓድ ነዳቲ ናይፃዕነት ቦታቶት እናኣነጻጸሩ ኣሕሊፍም።

እቲ ፍሉይ ጣዕሚ ዘለዎ ጨና ባህሊ ጣፍን ቊጡዕ ዕን ዝኣረገን በርበረ ኣብ ውሽጢ እትን እሽቶት ዕሙር ድንኳን ጸባ ፍሉይን ዝዕድምን ሃውሃውታ ፈጢሩ።

ብዙሓት ስንጳደ ዝነበሮም ኣውፈርቲ ንዝቐርብ ቊጠባዊ ምንጕዕቃል ብምስጋእ ርእሰ-ማሎም ካብ ዘይርጕዕ ዕቡያት ኣክስዮናት ዝወፂኦም ናብዝያዳ ርጉእ ምክፍፋል ዝኸፍላ ሰማያዊ ቺኘ ክባንያታት ከጕዕዙ ጀመሩ፡፡

እቲ ኣገልጋሊ ኣብ ገዛ ዝሥራሕ ጳነያ ብምጥቃም ኣብ ቦርሳ እና ኣእተወ ኸሎኦ እቲ ሉስሉስ ቅጫ ንእሽተን ጸቕጢን ሃለወ ካብቲዱን ኳንፃዋ ዝቃላሕ ሲምፋን እዩ።

ኣብቲ ኣፕሊኬሽን ዝረቐቐ ናይ ወፃኢ ባጤራ መቐየሪ ምጥቃም ቅድሚ ናብ ወፃኢ ሃገር ክገይሽ ከለኹ ካርደይ ምጥቃም፣ ልክዕ ዋጋ ናይ ሓደ ትራንዛክሽን ምርዳእ ኣገዳሲ እዩ፡፡

ኣብ ሓደ ዓብ ነዳዲ ዘፍሪ ዞዋ ዛጋ ጠመ ሃንደበታዊ ዘይተጸበናዩ ጆፖሎቲካዊ ቕልውላው ኣብ ሓደ መዓልቲ ትርልን ዶላር ዝግመት ዓለማዊ ዋጋ ዕዳጋ ደምሲሱ ሰፊሕ ዕዳጋ ኣበጊሱ እዩ።

ስልከይ ካብ ዝጠፍአት ወይ እንት ተሰርቀት ካብ ዝኾነ ንጡፍ ክፍለ ጊዜታት ናይ ባንኪ መተግበርያ ቅልጡፍ ብርሑቅን ካብ ዝኾነ ኣብ ላፕቶበይ ዘሎ መርበብ ሓበሬታ ክወፅእ እክእል እየ።

ኣብ ማእኸል እቲ ቐንዲ መንገዲ እግሪ ዘርከብ ሻያጢ ሓያል ሓጀሽ ናይ ክሽነ መሳሪሕ ኣር እዩ ኣኅምልቲ ብኁ ሕሊል ኣገባብ ቆሪቱ ብምሕዋስ ንብዙኅ ከፍሉጦት ዝደሊ ተዓዘብቲ ንምስሓብ እዩ።

ኣብ ከባዊ እቲ በሃላዊ ድንኳን ጸባ ዘሎ ኣሔር ንዘለዓለን ዘሑር ነቲ ድኹምን ጽሩን ጨናፍዊ ጸብ ሠኃዘ ኮኑ ኣብቲ ዚኣዳ ቝጥ ብ ጨናታት ዕዳጋ ጽቡቕ ዕረፍቲ እዩ።

እቲ ኣብቲ ኣብ ስተሓነጸ መሠርሒ በጀት ካብ ዝተኣሣሠሩ ሕሳባት ወፃኢታት ብኣውቶማቲኽ ብመምዳግ ብዛዕባ ወርሐዊ ፋይናንሳዊ ብል ሠፊሕ ንፅሪን ሓፈሻዊ ትንተና ይህበኒ።

ኣብ ክልቲኡ ጐድናታት ከተማ ጸርግን ብዑምቆት ድሕሪ ምፍታና በቲ እታ መኪና ምላስ ሰብ ኣታሓሕዛ ምችው ምዝዋርን ብዘድንቁ መልክዑ ፅመው ዝበለ ሃቢንን ኣጸቢቕና ተመሲጥና።

ሓደ ናይ ዘላቕነት ኃላፊ ነቲ መድራኽ ዝተወሶኑ ካባብያዊ ምስከር ወርቀት ንዝረኸብ ኣቕረብ ተ ቀዳምነት ንመሃብዊኣዲድዎ እዙ ድማ ሠራሕ ተኛታት ንከባቢ ነቕሓት ዘለዎ ምዉሰንታት ዕድጊትቐሊሉ ንክወስዱ ኣቕኢልዎ።

ብሁድ መድረኽ ዕድጊት ብምጥብዋር እቱ ቁጳንያ ኣረድኣታ ወፃይታቱ ኸውሃህሊል ብምቓኑ ምስ ወሰንቲ ኣኽረብቲ ቕናስ ዕድጊት ብዛምላ ርዑ ዕድላት ሕም ዘለሆ ኣቃልእዮም።

;ኣብ ሸርፊ ዝነበረ ዕዳጋ ዘሠርሕ ሰብ ካብቲ ኣብ ምንጎዋጋታት ጨረታታት ምሕታት ዝነበረርቂቕፍልሊ ማኽሰብ እናራሃባን ሓደ ፉሉእኣክስዮን ምዕዳግን ንምሻጥን ኲሉ ጊዜ ድሉኮይኑ ብኸጻሊ ፈሳሲ ይህብናይሩ;

ካብ ዝተፈላለዩ ፋይናንሳዊት ትካላት ዝመጽእ ናይ ደጋ ሕሳብ ትእሳር መጽለሕ ብዛ ድንቕ መልኩዑ ቓረተእታ እዩ ነይሩ ንእንቲ ኻል ባንክ ዝኸውን ናይ ዖንላይን ባንክ ተጠቐመ ሰመይ ጳስዎደይ ጥራሕ እየ ዝሓትት

እቲ ናይ ዝርዝር ድጓን ንሓዳስ መኪናን ነዊሕ ምድላው በጥንቓቐ ሰሪሑ ምህላው መጻሕስን ሙሽጣዊ ሻምፓ ሂቡዎ ምእንቲ ነቲ ዓብይ መግለፂ ርስሓት ዘይብሉ ክኾን...

ኣብ እዋን ወሳኒ ንምዘንባዕ ቀረብ ሰንሰለት ናይቲ መድራኽ ኣማራፂ ናይ ኣቕረብቲ መርበብ ባሕሪ ካንታና ካብ ሓደ ዝተመርመረ ካልኦት ደረጃ ሸይጥቲ ተመጣጣኒ ኣካል ብክልጡፍ ክትረከብ ኣኽኢልዋ።

ብድኅሪት ናይቲ ውህሉል ድንኳን ዝጸባ ዘሽፈኑ መደደሪታት ብጽቡቕ ብጀሪካን ኣብ ገዛት ዝተሠርሐ ዝተዓሸጎ ኮይኖም ዝሃብቶሙ ፍፍሕ ዝብሉን ኮይኖም ተሕስቶዖም ምስ ነፍሲ ወከፍ ዘኃልፍ ዓረብያ ቁሩብ ኢንቀ ሰቐስ።

ሓደ ወናኒ ንእሽዶን ትካል ብመንገዲ ናይቲ ናይ ክፍሪስ መድረኽ ሸቐጣ ጳርታል ኣቲብ ዓይነስ ዳዳሎስካን ዘጋበረ ቆድ ክፍጥር ይኸእል እዙይ ድማ ሓማዊኢል ስማርትፎን ተጠሒሞም ።ንኣገልግሎስ ብቕጽበት ክኸፍሉ የኽእሎፍ

እቲ ደላሊ መድሕን ነቲ ማንፋክቸርን ኩባንያ ንዓመታዊ ንግዳዊ ንብረቱን ምሕዳስ መድሕን ጉድኣት ዝምልከት ሓያል ተወደደርቲ ዋጋታት ኣቅሪቡልና

ተጠቀምቲ ንክቕበሉ ንምትበብዓ እቲ መድረኽ ኣብ እዋኑ ምውፃ ገንዘብ ሕጂ ግዛእ ድሒርካ ኽትኸፍል ዝብል ኣማራጺ የቕርብ። ነቲ ጠቕላላ ዘሎ ወፃኢ ብቓሕት ዓማዊኢል ኣብ ኃይሎ ካብ ወለድ ነፃ ዝኾኑ ክፍላታት ይመቕሎም።

ብስትራቴጅካዊ ሽርክነት ኣቢሉ እቲሕናይ ክፍልክ መድራኽ መገልጋልካ ስፊሑ ተጠቀምቲ መዓልታ ኣገልግሮት ከምና ይቲሊቲ ኂሳ ኮምናዊ ግብሪ ኸምውን ክፍሊ ሕዝበዊ ምጎሓዘ ብ ቀጥተ ኣብ ውሽጢ ሓደ መተገሪ ክኸፍሉ ኣኽልዎን።

ነዝተፃርዩ ተራንዛክሺን ጎኒ ጎኒ እቶም ኣብ ምጽባይ ዘሎ ብቕፅበት መርኣይ ክእለት ብዛኅባ እቲ ሓቀኛን ዘዘረከብን ሚዛን ሕሳበይ ሙሉ ብምሉ ጕኑዕ ኣሃብ ሓቀኛ ጊዜ ድድት ህበኒ

ቀድሚ ካብ ሓደ ቸርቸሪ ሩኡይ ናይ ኦን ላይን ዕዳጋ ምግባረይ መብዛሕትኡ ግዜ ከም ናይ ጥንቃቀ ድሕነት ስጉምቲ ብመንገዲ እቲ ኣብ ንግዜኡ ናይ ደደቢት ካርደይ ክዓፅዎ እየ።

ናይ ሮሑ ቐቀ ጠርቁ ሸክትኸየ ድገለሃ መሳሕቱ ጊዜ ናይ ክልፊዝካ ርመሽናትን ይቲምን ምሉቡ ምሉ ስለ ሕዚ ረከብ እዂልቀ ረገጸ መሚጽሓ ፍልፁ ማገዳሢ እዩ።

እቲ ተወፃፃሪ ኣካል ሓደ ፍሉጥ ፍንድ መኽሰብ ዘለዎ ንግዱ ንምፍጽም ካብ ሕዝባዊ ዘይኮነ ውሽጣዊ ኃበረይታ ይጥቀ ከም ዘሎ ብምጥሪ ጠር ኣብ ነግዳዊ ኣሠራራሓሕ ዕምቝ ዝበይለም ምርምራ ጀሚሩ

ኣብ ሓደ ካብቶም ሙፍያት ናይ ኣኼዋ ኽፍልታት ናይቲ ሆቴል ሞያዊ ንብዳዊ ኣኼዋ ወይ ምእሽደ ወዕላ ኸተተእናገድ ተኽአልኻ እቲ ኽፍልታት እዙ ምስ ብንጽን ጽልክን መሠርሕታትን ፍመዘለዎም ኢንተርኔትን ይመጹ።

ሕፃናት በቲ ኣብ ቆጽራ ዝነበረት ጥንንታዊ ዕንፀይቲ ሓርጭ ዝሠርሕ ማሽን ቀስ በቓስን ስንኣምሮዓዊ ምትእስሳርን እናተማረኹ ኣፍንጮኣም ብሃቀውታ ኣብ ብርጭቆ ናይቲ ድንኳ ጸባ ይጸቕጡጥ።

ዝበዝኅ ዘይገታዊ ወፃይታት ናብቲ መርበብ ሓበሬታት ዘሎ መድረኽ ብምስገጋር ቁጽሪ ዝሠርኁ ፋክተራያት በዕውዩ ብምንንካይ መኅዳራዊ ወፃይታት ምቊራጽን ናይ ክፍሊኽ ዕደት ጊዜታት ኣማኂሽናን ኣለና።

።ናይቲ መድረኽ መባይል ኣጵልቄሹን ፍቓት ዘሎ ኣካያዲ ሥራሕ ምውፁስ ናይ ጽገና ክፍልታ ትውፁ ትእዛዝ ዕድጊት ቀጥታ ካብ ደርቢ ፋብሪካ ኸቐፅ ጽድቕ ይኸ እዙይ ድማ ነይ ምፍራይ ምቊራጽ ጊዜ የግድል።

ሓደ ንእሽተይ ቆልዓ በቲ ትሪኢት ድምፅን ተዋሒጡ ካብ ወለዱ ተፈልዩ ብቁልጡፍ ዝተዋደደ ዕፅዋን ምፍታሽን ብኣባላት ፀጥታ እቲ ዕዳጋ ክካየድ ምክንያት ኮይኑ ተባሂሉ።

ምስ ህዝባዊ ኣገልግልሎት ሓይሊ ኤልክትሪ ኣብ ናይ ባጀት ሕሳብ መደብ ተነዝጊብና፡፡ እዙይ ድማ ዓመታዊ ኣጠቓቕማ ብማኣኸላይ ገምጋም ናይ ማዓረ ወርሓዊ ክፍሊት ይገብር፡፡ እዙይ ድማ ኣብ ዝለዓለ ደረጃ ዘሎ ናይ ሓጋይ ክረምቲ ኣዋርሕ ኣብ ሕሳብ ወቕታዊ ወሰኽ ከይህሉ እዩ፡፡

ብቲ ናይ ሕዝቢ ይቲልቲ ኽባንያ ፀኣረጉ እንቂቲ ዝሠርሁ ዓንዲታት ኃይሊ ኤሌትሪኽ ብዚኣዳነዊሕዘጸምሑ ብኅዳት ንምትካ ቕልፉ መስመራት መከፋፈሊ ኣብቲ ሕቲመሬት ንመቕባር ንብዙኃት ዓመታት ዝጸንሕ ብሚልዮናት ዘቋወጻጸ ጵሮጀክ ትሕት ቐልፂ ጀሚሩ ኣሎ::

ሚሸት ምስ ካልኦት ኣጋይሽ ክተልኸቡን ኣብቲ ኣብ ናሕሲስ ዝሪክሕ ስትረቐ ባር ናይቲ ሁቴል ብኪላታስ ዝተሠልሐ ክግዲል ክተስተማቑሩን ትቕኡሉ ኢኹ እዝ ባድ እዙይ ድማ መስተንገር ትርኢዝ ከተማ እየ።

ኣብ ሪሊስቴት ዕደጋ ንምእታው ብምኽንያት እቲ ንብረት ኣብ ልዕሊ ኣገልግሎት ምህናፅ ህንጸታት ከም እውን ኣብ ልዕሊ ናይ ንብረት መሰል ዘቕረብ ሓፍሻዊ ኣገልግሎት ትርጉም ዘለዎ ሓበሬታ ኽትረክብ ትኽአል ኢኻ፡፡

ማኣኸል መፍቲሐ ዘይምረድኣ ናይቲ መድኽ ዓማዊል ብዘይፍቓድ ክፍልትወይ ዘይተቐበሉ ኣኽሉታት ንኮወዳዶሩ ወቕኣዊ መንገዲ ዝህቦ ኾኑ መንጐኛታት ካብ ሓዳጊ ነጋዳይ ዘመዝፅእ መርድዖ ይምርምሩ።

እቲ ዲጅተላዊ ናይ ክፍሊት መድራኽ ኣብ መሥርሕ መውፃ ገንዘብ ኢኮምምርስ ብዘይገላ ጸጋ መውሃዱ ኣማዊ ኢል ዝርዝር ካርዶም ብኢዶም ካይተዊ ብውሑዳት ጣውቂ ጥራይ ትራንሳክሽን ክሳዝሙ የቕሎም::

ንመዛኑ ናብ ነዛኑ ምዝግበርዙው ተጠቀምቲ ካድ መዝገብ ኣዳራ ሽልኮም ብክ መሪጾም ብቅልበት ገንዘብ ክሰዱ ይሃሉኡቲ መድራኽ ድማነቲ ተቐባላይ ብመንገዲ ድፊድ መፍለጢ የፍልጦ።

ፅኑዕ ምሕደራን እማዐቃብ እቲ መድረክ ኲሎም ምስ ኣኽረብቲ ልዕሊ ዝተወሰነ ዋጋ ሥግበሩ ዕላት ክስቀሉ ኣብቲ ማእኸላይ ዲጅተሎን ኣኽዝን ክኽዘኑን ምስ ቈድፊ መጠንቀቕታ ናይ መወዳእታ ጊዜ ክኸዉን ይጠልብ።

እቲ ንኣህጕራዊ ዕረፍትና ዝገዛእናዩ ናይ መገሻ መድሕን ፖሊሲ ኣብ መወዳኣታ ደቒቓ ብስድራ ቤታዊ ህፁፅ ኲነታት ነቲ መገሻ ኽንስርዝ ምስኣገደደና ንዂሉ ዘይምለስ ወፃኢታት መሊሱልና፡፡

ናይቲ መድራኽ ናይ ኦዲት ትራይል ተጓር ሙሉእ ዘይቐየር መዝገብ ናይ ነፍሲ ወከፍ ስኩምቲ ህብ ካብ መጀመርታ መሕታት ከሳብ ነይ መዉዳት ኣኸፍድ እዝ ድማ ንክሉቲ ውሽድዊ ኦዲት ንማምርሒ ምኽባር ብዋጋ ዘይሽነፍ ዩ::

እቲ ሓረስታይ ንሓደ ኽፈልጥ ዝደሊ ህፃን መስርሕ ፓስተሮሎይዜሽን ገሊፅዎ፡፡ እዙይ ድማ ነቲ ጸባ ጥዑሙን ካብ ሕርሻ ዝመጸ ፍሩይን መዓዝኡ እናዓቀበን ክሰትዮ ውሑስ ይገብሮ፡፡

ናይቲ መድራኽ ዝርዝር ናይቲ እንተናዳ ሽጶርት ንመጋደይ ብዛዕዋሃልንዲ ወጻይ ጠዓማዊል ዘለዓለ ናይ ምሸየጠ ኣዋናት ከምኦውን ኣብ ዝተፈላሌየ ዲሞግራፊ መኣኻላት ዋጋ ተራንሳክሽን ብዋጋ ዘይሽንሻን ርድት ይህብ።

እቲ ጉጅለ ወፍሪ ኣብዚ ምዕቡል ዕዳጋታት ዝርከብ ናይ ቡዙሓት ዝረህቢት ክራይ ንብረት ንምጥራይ ብንጥፈት ይጽዕር ኣሎ እዚ ድማ ንብሮቶም ንምብዛሕን ተሓላቒ እቶት ንምፍራይ ይሠርሕ ኣሎ።

ኣብቲ ኅዳጋዝ ግመት ዝነበረ እዋን ዋጋ ናይ ብዙኃት ዑድ ኣታዊት ዘለዉን ጀመጽቲ ኽባንያታት ናብ ዘየዛ ልቕደርጃ ብምዕዋይ ድኂሮም ስነ ቝጣዋዊ ቡምባ ዝብል ፈጢሮም።

ኣብ መንጎዕ ቶም ዕሙራት ሻእቲ ቐማምትን ሕጉሳት ዓረብያን ዕምበዋታት ተዓቕቡ ዘርከብ ድንኳን ጸባእ ኣብ ውሽጡ ዘሎ ረቂቕ ፍርያት ፍፁምኒ ምሐቃብ እቲ ብእምኒ ሓጺን ዘተሠርሐ ቖርቈርኡ ዘዛኃለ ፃዕዳ ወርቅን ዝኾነ ጽር ስእሊ ኣቐርብ።

ሓንደበት ሰፊሕ ምቁራት ጸልማት ስዒቡ መኣኸል ሁቱ ሠርሒታት ናይቲዩትልቲ መልስን መውሃድ ብመንገዲ ምሓበራዊ መራኸብቲ መርባቕ ሓበሪጡ ግምታዊ ናይ ምሕዳስ ጊዜ ንብሃብ ተነር ኢሉ

ሓደ ጉጅለ መንእሳያት ሙሉ ድኅሪ ቀስሪ ካብ ድንኳን ናብ ድንኳን እናበሉ ትርንድ ክኽዳውንት እና ፈተኑ ኣብቲ ብቕዲ ዝተሰለመ ናይ ሓባር ቦሳሳት ናይቲሞል ማኅበራዊ መራኸብቲ ዝስኸውን ሥእሊ እናወሰዱ እሕሊፎም።

ኣብ ሓደ ልዕለዋዋይ ደረጃ ዘሎ ቡቱቅ ዉፍያት ስተይላትን ንሓደ ዓማዊ ኢል ምዎሳኒ ናይ ሥራሕ ቃለማዕተስ ሙሉ ኽዳኒ ክመርጽ ለዓል ሓደ ሰሕ ብመሕጋስ ብዛዕባ ሕብሪ ምጥ እመዓም ሞያዊ ኣቐራርዋ ምኽሪ ሂቡ።